ጫማ ይብሃል። እዚ ኣብ ምስሊ እንሪኦ ዘለና ናይ ተጋደልቲ ጫማ ኮይኑ እዚ ናይ መጀመሪያ ከስክስ ኮይኑ እዚ ካልኣይ ጌርዎ እኒኤ ድማ ኮንጎ እዩ እንኦ።